እዙይ ኣብ ምስሊ እንርእዮ ዘለና ኣብ ከተማ ኣክሱም ዝረከብ ኮይኑ ሰባት መልክዕ ምግቢ፣ ቡና ፣መስተ ዝግልገልሉ ቦታ እዩ። እዙይ ቦታ እንታይ ይብሃል?

ብበዝሒ ኣብ ቤት ብልዕን መስተን ወይ ድማ እንዳ ቁርሲ ቤት ምስ ምግቢ ዝቕረብ ናይ ምግቢ መማቐሪ ዝኾነ እንታይ ይባሃል?

ኣብ ኣክሱም ዩኒቨርስቲ ውፅእ ኢልካ እትርከብ ሓደ ወድን ሓቲ ጓልን ባህላዊ ክዳን ዝተከደኑ መፋለጢ እንትትከውን እዚ መፋለጢ እንታይ ይብል?

ብዛዕባ ማሕበረሰባት ትግራይ ዝገልፅ ኮይኑ እዚ ኣርማ ኣብ ማእከሉ ናይ ኣክሱም ሓወልቲ ኣበ ጎኑ ድማ ቆፂል ሕብሪ ዘለዎ ናይ ስርናይ መግለፂ ዝኾነ ኣብ ታሕቲ ኣብ እግሩ ቀይሕ ሕብሪ ዘለዎ ኣርማ እንታይ ይበሃል ?

እዞም ኣብ ምስሊ እንሪኦም ዘለና ገዛን መንበሪን ናይ ደቂሰባት ኣብ ገጠር እንትትከውን እዞም ገዛ መንበሪ ካብእምኒን ሳዕሪን ዝስርሑ እንትኮኑ ናይዞም ገዛን መንበሪን ሽሞም መን ይባሃል?

ካብ ጣውላ ዝተሰርሐ ናይ ገዛን ቢሮን አቑሑ ዝኮነ ንመደርደሪ ኣቑሑ ወይም ድማ ወረቃቅቲ፣ መፅሓፍቲ ንጥቀመሉ እንታይ ይበሃል?

እዞም ኣብ ምስሊ እንሪኦም ዘለና ኣዴታት ዝሰርሕኦ ባህላዊ ናይ ገዛ ኣቑሑት እንትኾኑ ሽሞም ከዓ ፃሕሊ፣ ጀበና፣ ሞጎጎ፣ ሞጉዲ፣ ዕትሮ ወዘተ እንትኾኑ እዞም ኣቁሑ ናይ ገዛታት ካብ ምንታይ ይስርሑ ንምንታይ ከ ይጠቅሙና?

ካብ እቶም ናይ ደቂ ሰባት መሰረታዊ ነገር ገዛ ሓደ እንትኸውን፣ እዚ ገዛን መንበርን ላዕሉ ካብ ሳዕሪ፣ ጎኑ ድማ ካብ ሓመድን እምንን ዝተሰርሐ እንትኸውን፣ ብበዝሒ ኣብ ገጠራት ዝርከብ እዩ፡፡ እዚ ገዛን መንበሪን እንታይ ይባሃል?

አብ ትግራይ ካብቶም ዝፍለጡ ጀጋኑ ሓደ እንትኸውን እዚ ተፈላጢ ትውልዱ ዓዲ ሃገራይ እንትኸውን ሓወልቲ ዝተሰርሐሉ ድማ አብ ከተማ ሽረ እንዳስላሰ እዩ፡፡ እዚ ተፈላጢ መን ይብሃል?

እዚ ኣብዚ ምስሊ እንሪኦ ዘለና ገዛ ኣብ ከተማ ኣኽሱም ከባቢ ዕዳጋ ሓሙስ ኣብ ጉና መናፈሻ መናእሰይ ቅድሚ ምዕፃፍካ ዝርከብ እንዳ ፎቶ እዩ። እዚ እንዳፎቶ ዝሰርሖም ስራሕትታት እንታይ እዩ?

እዚ ኣብ ምስሊ እንሪኦ ዘለና ኣብ ከባብታት ትግራይ ዝጥቀሙሉ ባህላዊ መሳርሒ ሙዚቃ እንትኸውን እዚ ባህላዊ መሳርሒ ሙዚቃ ሽሙ እንታይ ይበሃል? ካብ ምንታይ ከ ይስራሕ?

ወዲ 90 ዓመት ዝኾኑ ኣቦ ምስ ህወሓት ካብ እትጅምር ኣትሒዞም ክሳብ ሕጂ ዝተፀንበሩ ኣብ ከተማ ዓድዋ ዝተወለደ ኣቦ መን ይብሃል።

መናእሰያት ክልተ ወይ ድማ ካብ ክልተ ንላዕሊ ኮይኖም ዝፃወትሉ ቦታ እንትኸውን እዚ መዝናነዪ ቦታ ብበትሪ ኩዕሾ ጌርካ ዝፅወት እንትኸውን እዚ መዝናነዪ ቦታ እንታይ ይባሃል?

ሓደ ካብቶም መሰረታዊ ልምዓት ዝበሃሉ እንትኸውን እዚ መሰረታዊ ልምዓት ህፃውቲ ዝመሃሩሉን ዝውዕሉሉን ቦታ እንታይ ይበሃል? ወይ ድማ ብምፍታይ ይፍለጥ?

ካብቶም ስፖርታዊ ፀወታ ዝበሃሉ ሓደ እንትኸውን እዚ ስፖርታዊ ፀወታ ሰባት ብብሽክሌታ ዝወዳደርሉ ስፖርታዊ ፀወታ እንታይ ይባሃል?

ብበዝሒ መንእሰያት ኣብ ቀበሌ ተሰማርዮም ዝሰርሕዎ መሰረታዊ ግልጋሎት እንትኸውን እዚ መሰረታዊ ግልጋሎት ካብ 10ይ ክፍሊ ዝወደቁ፣12 ዝወደቑ፣ ዩኒቨርስቲ ዝወድኡ ኣትሒዙ ዝስራሕ እንትኸውን እዚ መሰረታዊ ግልጋሎት ጥቕሙ ድማ መንገዲ ንምስራሕ እንትኸውን እዚ መሰረታዊ ግልጋሎት እንታይ ይባሃል?

እዚ አብ ምስሊ እንሪኦ ዘለና ሰባት ካብ ሓደ ዓዲ ናብ ካሊእ ዓዲ ካብ መረቦቶም ተፋናቂሎም እንትመፁ ካብ እርዳታ ማሕበር ዝወሃቦም ግዝያዊ መዕረፊ ቦታ እዩ፡፡ እዚ ቦታ እንታይ ይበሃል?

አብዚ ምስሊ ንሪኦ ዘለና ብሻቦቆን ብቆርቆሮን ዝተሰርሐ ቤት ምግብን መስተን እዩ፡፡ እዚ ቤተ ምግብን መስተን ዝህቦ ግልጋሎት እንታይ እዩ?

እዚ ኣብ ምስሊ እንርእዮ ዘለና ናይ ገዛ ኣቅሓ ኣዴታትና ንቡን ንምግባር ዝጥቀማሉ እንትከውን እዚ ኣቅሓ ሽሙ እንታይ ይባሃል ካብ ምንታይ ከ ይስራሕ?

ተኸተልቲ እምነት ኦርቶዶክስ ሃይማኖት ዝኾኑ ሓደ ወድን ሓንቲ ጓልን ስነ ስርዓት መርዕኦም ኣብ ቅድስቲ ቤተ ክርስቲያን ዝፍፅምዎ እንታይ እናተብሃለ ይፍለጥ?

ሰባት ብበዝሒ ጅግንነት ንምግላፅ ዝጥቀምሉ ብብዙሓት እንስሳታት ዝፍራሕን ዝኽበርን ናይ በረኻ ንጉስ እናተባህለ ዝፍለጥ እንስሳ መን ይበሃል?

ሓደ ካብቶም ናይ ኩዕሶ እግሪ መለለዪ ባንዴራ እንትኸዉን እዚ ባንዴራ ቆፂል እና ብጫ ሕብሪ ዘለዎ ኣብ ማእኸሉ ድማ ናይ ጅግና ተጋዳላይ ሓየሎም ኣርኣያ ዘለዎ እንትኸዉን እዚ ባንዴራ ናይ መን መለለዪ እዩ?

ናይ ደቂ አንስትዮ ሸበጥ ብቆርበት ዝተሰርሐ ዕፉን ወይም ድማ ብተለምዶ ሻራ እናተባህለ ዝፍለጥ ጫማታት ዝዕደግሉ ቦታ እንታይ ይባሃል ?